ፖለቲካ ማለት ደቂ ሰባት ካብ ዘይትክክል መስመር ናብ ትክክል መስመር ብሓሳብ ኣእሚንካ ናብ ትክክለኛ መስመር እንተእትዎም ከለካ ፖለቲካ ተባሂሉ ይፅዋዕ። ስለዚ ፖለቲካ መስርሒት ናይ ሓደ ዉድብ እዩ።

መሶብ መሶብ ናይ ገዛ ኣቑሓ ኾይኑ መትሐዚ እንጀራ ይጠቅም፣ መብልዒ እንጀራ ይጠቅም፡፡ ፋስ እንጨይቲ ንኽቆርፀሉ ይጠቅም፡፡ ወንበር መቐመጢ ሰብ ንኽቕመጠሉ ይጠቅም፡፡

ኣየር ናይ ተፈጥሮ ውህብቶ ኮይኑ ወዲሰብ ንከተንፍስ ይጠቅም፤ ብሂወት ንክነብር ይጠቅም፤ ዝተማልአ ጥዕና ንክህልወና ይጠቅም፣ ስለዚ ኣየር ንወዲሰብ ጠቃሚ እዩ፡፡